ሓደ ኣብ ገዛ ንረኾም ካብ ንኽእል መጋይ ጽታት ኮይኑ ብኢድ ክሠራሕ ዝኽእል ን ምግብን ዝተፈላለይ ነገራት መቐመጢ ትቃመሉ እዩ።

ኣብ ገዛን ቢሮን ክርከው ዝኽሉ ኣቕሑታት ኮይኖም ሰባት ብምቾት ኰፍ ክብልሎምን ክዕርፉሎምን ተዋሂሎም እዝተሠርኁ ኣቕሑት እዮም።